ብዘንኪ ዝተደቃ ንስቲዮ ይሓበሻ ኣካዳድና ዝተኸዳዳና ኾይነን እዝ ኸዓ ናይ ብሃለ ዓድና ፃዕዳኽዳን ዝገለጽ መንነት እዝ ድማ ንብዘመናዊ መልክዕ ዝተሠርሐ ይኸውን።